እዚ ምስሊ አብ ሓደ ኸባቢ ዝርከብ መስርሒ ናይ ገዛን ቢሮ አቁሑትን እዩ። ተሰሪሑ ዝተወደአ ኽዳውንቲ ንምቅማጥ ዘገልግል ንብረት ናይ ገዛ ይረአየና አሎ። እዚ ንብረት እንታይ እናተባሃለ ይፅዋዕ?

ኣብ ክርስትና እምነት ተኸተልቲ ሰባት ናይዛ ዓለም ናብራ ይኣክለና እዩ ኢሎም ንብሮቶሞን ጥርቶምን ገዲፎሞ ምስ እግዚኣብሄር ብፀሎት ዝነጋገርሎም ፍልይ ዝበለ ፅምዋ ቦታ ይኸዱ እዮም። እዚ እንሪኦ ዘለና ናይ ፈለስቲ መንበሪ ቦታ እንታይ እናተብሃለ ይፅዋዕ?

ዝተፈላለዩ ትካላት ኣታዊኦም ንምድንፋዕ ዝተፈላለዩ ዓይነታት ናይ መፋለጢ ስራሕቲ ይሰርሑ እዮም። እዚ ንሪኦ ዘለና ምስሊ ከዓ ሰብኣይን ሰበይትን ናይ ሓደ ትካል መፋለጢ ይሰርሑ ኣለው። ዘፋልጥዎ ዘለው ዓይነት ትካል መን እዩ?

ንግድን ምትዕድዳግን ክፋላት ማሕበረሰብ ኣብ ዝኮነ ቦታ ተራኪቦም ናይ እንካን ሃባን ናይ ምሻጥን ምልዋጥን ዝገብርሉ ቦታ እዩ፡፡ ብጣዕሚ ደስ ባሃሊ እዩ፡፡

ቤት ምግብን መስተን ደቂ ሰባት ገንዘቦም ከፊሎም ዝተፈላለዩ ምግብን መስተን ዝረክብሉ ዝጥቀምሉ ቦታ እዩ፡፡ ብጣዕሚ ደስ ዝብልን ሰሓብን እዩ፡፡

መጋየፅን መመላኽዕን ደቂ ሰባት ንፅባቐ ዝጥቀምሉ ብፍላይ ድማ ደቂ ኣንስትዮ መመላኽዕን መድመቕን ዝጥቀማሉ ደስ በሃሊ እዩ፡፡

ደቂ ሰባት አብ ሕርሻ ተዋፊሮም ዝደልይዎ እቶት ንምርካብ መጀመርያ ፈልሲ ብምፍላስ ካብኡ ብምትካል ይጅምር። እዚ እንሪኦ ዘለና ሰብ ከዓ ፈልሲ እናፍለሰ ይርከብ። እዚ ዘፍልሶ ዘሎ ዓይነት ዘርኢ እንታይ እናተበሃለ ይፅዋዕ?

ኣብ ከባቢ ገጠር ዝርከቡ መንበሪ ኣባይቲ ተረሓሒቆም ዝተሰርሑ ኮይኖም ካብ እምንታትን ጭቃን ዝስርሑ እዮም:: እዚኦም እንሪኦም መንበሪ ገዛውቲ ክዓ ዝተፈላለዩ ዓይነታት ገዛውቲ ዝሓዙ እዮም:: እዞም ዓይነታት ገዛውቲ እንታይ ተባሂሎ ይፅውዑ?

ደቂ ሰባት ምግብን መስተን ንዓማዊሎም የቅርቡ ዓማዊሎም ከዓ ገንዘብ ብምክፋል ዘድልዎም ይዕንገሉን ይሰትዩን። እዚ እንሪኦ ዘለና ዓይነት ንግድን ምትዕድዳግን እንታይ ዳ ተብሃለ ይፍለጥ?

ተኸተልቲ እምነት ክርስትና ዝኽተልዎ ዓይነት እምነት ከም መጋየፂ ኣብ ክሳዶም ዝጥቀምዎ ዓይነት መጋየፂ እዩ። እዚ እንሪኦ ዘለና መጋየፂ እንታይ ተባሂሉ ይፍለጥ?

እዚ እንሪኦ ዘለና ብተኸተልቲ እምነት ክርስትና ዝኽተል ኩሉ ጊዜ ኣብ ማኣዲ ወዲ ካብ 7+ ዓመት ንላዕሊ ከምኡ ውን ናይ ሃይማኖት ኣቦታት ቅድሚ ማኣዲ ምጅማሩ ቆሪሶም ዝህቡኻ እንታይ ተባሂሉ ይፅዋዕ?